ኣብ ከተማናብ ኸተማ መቐለ ብዙኅ ዓት ዓይነት ሪሊስተት ኣለዉ ካብኣቶም ዝፈልጦም ድማ ኽዘር ዝርተ ለኹ ወሓስ ሪል ስተየት ባና ሪልስተት ሢኪት ሪሊስተት እዮም ካብኣቶም ባናርል ስተት ኣብ ከተማ መቐለ ዝተጣየሽንትኸውን ብብሉጻት ምሁረን ተም።

ባንኪ ኣንበሳ ከምኡ ድማ ባንክ ወጋገን ኣብ ብርክት ዝበሉ ከባቢታት ፍፍታት ኣለ ደርጋ ባንክ ወጋገን ዘይብሉ ዓዲ የለን ኢልና ሕንድምድም ንኽእል ኢና ካብኡዝተልዓለ ድማኒ ባንኪ ወጋገን ፍሉይ ዝዃነ ኣገልግሎት።

ስኪት ርልስተት ድማ ብእምነትን ብገንዘብ መጠንን ትሑት ኸነ እንትኸውን ግል ንዝብስሕ ንብርክት ዝበለት ሰዋትና ወንንቲ ገዛን ክገብር ኮነይ ኢልድ ዝለዓል ዘሎ እንትኸውን ንሕና ኅብረትሰብ ድማ ኽነታባብዖን ኣጐንኻለና ኽንብሉን።

ካብ ካልኦት ፍልይ ዘብሎ ባንኪ ወጋገን ድማኒ በብወርሑ ልቓሕ ንደቃኣንስትዮቱ ሰርሖም ክንምልስቲ ዂሉ ሰባት ኣቋርቲ ግህ ተብሂሉ ይሀት ከምኡ ድማኒ ብልቓሕኒ ሰሙናት ሚለናት ይህብ እዩ

ከምኡ ድማኒ ዓለም ለኻዊ ኾቴል ዝኾነ ደስታ ሁቴል ኣለና ደስታ ሁት ኣብ ከባብ ዳግመ ኣምሳል ዝርከብ ኮይኑ ፉል ዝኾነ ኣገልግሎት ህብ ከምኡ ድማኒ ንዝመፁ ሓ ወፅቲ ካብ ካልይ ዓዲ ንዝመፁ ድመ ብቛንቋ ኣይችገሩን።

ኣብ ሆቴል ደስታ ንረክቦም ካብቶም ሓደ ሙሉእ ዝኾነ ኣቀራርባ ኣቀራርባ ቡና እዩ ቡና ኣብ ትግራይ ፍሉይዝኾነ ክብረ ዝኾነ እንትኸውን ከምኡ ድማኒ ንኽቡር ጋሻኻ እተቕርቦ ቡና እዩ ምኽንያቱን ብጥዑም ዝግብኦ ጋሻ ስለ።

ኅብት ሥራሕ ምማኅበር መሓዙት ኣብ ፀዓሪ ኣብ ሥራሕ ኣብ ዕቋድ ዝኣምን እንትኸውን ሕድሕድ ሰብ እንቲ ዓቝሩት ክልወጠሉ ዘይኽእል ምንም ባይታ የለን ኲሉ ሰብ ክልወጥ እንተኾይኑ ክዓቊርን ክልቃሕን ኣለዎ።

ኣብ ኣኽስም ሁቲል ኣቲና ዕግበት ዝተሞልኦ ኣቀራርባ ምግቢ ከምኡ ድማኒ ናይቶም ሠራሕተኛታት ዝገብርዎ መስተአንግዶ ፊል ዘበለይ ከምኡ ድማኒ ብህለ ዓዳምን ኣብ መፍላጥ ዓዊተራ ዝጸዋት ዘለ ትል እዩ ሆቲልና ሆቲለ ኣኽስም ፍሊ ዘብሎ ብዙኅ ነገር ኣለዎ።

በንኪ ወጋገን ከምቶም ካልኦት ባንክታት ብዙኅ ብሉፃት ትኾኑ ሲስተማት ብምትእትታው ኣብ ምስራሕ የርከብ ። ኮምኡ ድማኒ ንደቂ ኣንስትዮ ፍሉይ ዝኾነ ዕቋር ኣለዎ። ከምኡ ድምዋ ብርክት ዝበለ ወለድ ዘለዎ ኣቋር ንደቃንስቲ ፍልይ ዝኾነ ኣለዎ።

ሆቴል ደስታ ፍልይ ዘብሎም ካብቶም ካልኦትት ሆቴላት ንዝመፁ ኣጋያሽ ሓወፅቲ ገያዮሽና ብዝተፈላለይ ቛንቋ ምቕረብ ይርከብ ከብኣቶም ሓደ ዝኾነ ቛንቋ ቛንቋ እንግልዜኛ ቛንቋ ፈረንሳይ ቋንቋ ቻይናን ይቐርብ ካኡ ዝተፈላለይ ቋንቋታት ኣማሃ።

መሓዙት ኅብረት ሥራሕ ማሕበር ኣብ ብዙኃት ከባብታት ጨንፈር እንዳኻፈተ እንትርከብ ከምኡ ድማኒ ኣብ ከተማ መቐለ ብርክት ዝበሉ ደንበኛታትን ዓማዊልን ዘለዎ እንተኸዉን ናይ ኣሥራሓ ዓውይ ለውጢ ኣብ ጻዕሪ ዘርከብ ኅብረት እዩ።

ፈና ሕብረ ስራሕ መሕበር ፉሉይ ዘብሎ ካብቶም ካልኦት ማኅበራት እቲሓደ ተዓቑር ትልቃሕ ተዓቢ ካኡ ድማኒ ኣብ መናእሰይ ጥምረት ተሓሳብ ገይሩ ዝሠርሕ እንትኸውን ፍል የብሎ ከምኡ ድማኒ

ከኡ ድማ ኣምሪል ሞተር ዝብሃል ከም ካልይ ደረጃ ሒዙ ይርከብ ተምሪል ሞተር ኣብ ከተማ ምቕለ ልዑል ዝኾነነይ ዕዳግ ቐረብ ዘቐርብ ተምሪል ሞተር ይበሃል ከኡ ድማኒ ብዝተመጣጠነ ዋጋ ንዓማዊሉ ኣብ ምቕራብ ይርከብ። ዝንኣሰን ዝዓበየን ዋጋታት መቓቒሎ የቐርብ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

ባንክን ዝሥራሕ ማኅበርን ዝኾኖ ዝተፈላለየ ኣብ ከተማ መቕለ ብርክት ዝበሉ ናይ ባንከታት ኣቕርቦት ኣለዉ። ካብኣቶም ፍሉጣት ዝኾኑ ባንከን ኣንበሳ ፡ባንኪ ንግዲ, ባንኪ ኢቲዮጴያ ከምኡ ድማኒ ወጋገን እዩ።

ፋና ሕብረት ስራሕ ማኅበር ዝኣምና ነገራት ብሓደ ብማዕቋርን ብመለቅሓን ንዕበ ኢሉ ዝኣምን እንትኸውን ኣብ ዘተፈላለይ ከባብታት ጨምፈር ከፊቶም ኣሎ ከምኡድማኒ ንባንኪ ንምዃን ኣብ ቀረው ኣዋን ኣብ ባንኪ ክትርኅዉና ኢሎም ዝኣምኑ እዮም።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

ኣብ ከተማና ኸተማ መዓለም ብርክት ዝበሉ ሆቴላት ኣለዉ ካብቶም ካብኣቶም ድማኒ እቶም ብዓለም ለኻዊ ኾነ ፍሉጣት ኾኑ ሆቴላትና ሓደ ፕላኔት ሆቴል ቕጽል ኣቢልካ ኸዓ ኣስም ሆቴል ኖርዘር ስዳር ካብኡ ብርክት ዝበሉ ኣለዎ።

ውሓስ ርሉስተት ፍኒ ዘብሎም ካብቶም ካልእትርሉስተታት ተኣማንን ኣብ ሰዓቱ ዝርከብን እንተኻውን ከምኡ ድማኒ ናይ ጊዜ ቕልጣፈ ዘለዎ እንተኸውን ኣብ መቓለ ንኻል ኣይዙር ሕጅ ኣብ ቀረውኣዋን ክህብ እዩ ንብዙኃት ሰዋት ወነንቲ ገዛን ሃፍቲን ገይርዎም ከምኡ ጥራሕ ዶይኮን።

ወሓስ ሬልስቴይት ዝተጣየሸ ብምሁራት ደቂ ተወለቲ መቐለ እንትኻውን ንሕዝቢና ኻም ይጌርና ነግልግል ብዚብል ሓሳብ ዝለዒ ሎም ንሕዝቢ ንሕዝቢ ትግራይ ንሕዝቢ መቐለ ንኾምውን ኣብ ስደት ንዘለዉ ኅዋትና ገዛን ምፍጣር ዘተጣየሸ እንተኸውን እዝ ድማኒ ኣብጽቡቕ ለውጡሎ

ነታ ምሸጥ መኪና ኣከባብ ዕሠር ሸዉዓተ ይርከ ፍሉል ዝገብሮ ነቶ ምስ ሸጥ መኪና ጥረይቱ ዘሓለወ ንብረት ኣምሻጥ ይርከ ከምኡ ድማ ትሑት ዝኾነ ዋጋ ንኅብረቲ ሰብ ኣምቕራብ ይርከ ከምኡ ድማኒ ብልቓ ሕመልካዕኒን ኅብረተ ሰብና ኣብመሃቢ ይግልገል።

ደስተ ሆቴል ድማኒ ፈልይ ዘብሎም ካብቶም ካልኦት ሆቴላት ሓደ ዝኾነ ኣብኡ ኽትኣቱ ከላከ ብስነ ስርዓት ብባህላዊ ኽዳን ዝተኸዶኑ ሰራሕትኛታት ብኽብሪ ይቕበሊካ። ካብኡ ንላዕሊ ድማኒ እቲ ፍሽኽታ ገጾም ከም ፀሓይ ዘብርቕ ምርኣይ።

ሕብረት ሥራሕ ማኅበር መሓዙት ኣብ ከተማ መቐለ ዝተጣይሽ እንትኸውን ብውሑዳት መሓዙት ዝተጣየሻ እዩ ከምኡድማኒ ብስተውሰነተሑድ ቅርሽ ዝተጣየሸ እንትኸውን እንደዕበየ እንደዓበየ ናብ ዝተፈላለይ ቕርን ቋፋት ኣለኻፈተ ይርከብ ማሓዙት ዝተፈላለየ እዩ።

ውሕስ ዝኾነ ቦታ እንተኸቡን መቕላ ኾቴል ርጊዕ ዝበለ ውኅ ስነትካ ዝስመዐሉ ቦታ እየ ኮሚኡ ድማን ንኸይድ ብረኩም ትጥቃምዎ ፍሪ ዝኾነ ወይፋይ ኣሎ ከም ድማኒ ኣብ ዓሠርተ መዓልኪንዘፃንሐ ሰባት ዲስካው እንተለዉ።

ባንኪ ኣንሰሳ ብፅሬየትን ጽፈትን ቀዳማየ እዩ፡፡ ባንኪ ኣምበሳ ናይ ንደቂ ኣንስትዮ ፍሉይ ዝኾነ ሓገዝ ይህብ፡፡ ከምኡ ድማኒ ዕቋር ናይ ደቂ ኣንስትዮ ኢሉ ፈልዩ ዝዓቊር እዩ፡፡ ንዓበይቲ ንሕፃውንት ውን ከምኡ ብሉፅ ዝኾነ ባንኪ እዩ፡፡

ኣብ ካልኣይ ደረጃ ዝስራዕ ድማ ፕላኔት ሆቴል ይባሃል። ፕላኔት ሆቴል ዓለምለኻ ፍሉጥ እንትኸውን፣ ዘመናዊ ብሉፃት ዝኮነ ማቴርያላትን እናተጠቀመ ኣብ ዓራቱ ኣብ መደቀሲ ዓራቱ ፅሬት ይፍለ ከምኡ ድማ ምግብታቶም ብጣዕሚ ጥዑማት እዮም።

ኣብ ነርዘር ዝታርኣት ኢና ንረኾም ኣግልክሎታት ካብኣቶም ሓደ ዝኾነ ሰፊሕ ናይ ኣደራሽ ንመርዓ ንኸርስፍና ዘሐልፍ ኣደራሽ ኣለዉ ከምኡ ድማንኣኸይዋዝኻዉን ኣደራሽ ኣለዎ ካኡ ብቕጽል ኣቢልና ድማኒ ዝበረለ ጸጽሪ ዓራት ነረኽወ ኣሎ ካኡ ሳሉን መዕረፈጋይሽ ንረኽብ።

ኅብረት ሥራሕ መኃበር ፊልዜላ ኣብ ኸተማ መቓለ ብርክት ዘበላ ኣለዋ ።ካብ ኣተን ሓንቲ ፋነር ኅብረ ስራሕ ፡ምኃበር ቀመር ኅብረ ስራሕ መሕበር ከምኡ ድማኒ መኃዙት ኅብረትራሕ ማኃበር እንትኸውን ካብዘን ሠለስተ ዘጸውዐኹን እታ ብልጽቲ ድማኒ ሓንቲ ኢያ።

ካፍቶም ኣብ ፋና ማኅበር ንረኽዎም ኣገልግሎታት እቲሓደብ ኣብ ሽድሽተ ወርኂ ኣቝርካን ክትለቃኻም ትኸልን ዘገብር እዩ እቲ ኻልኣይ ነገር ድማኒ ንዘተፈላለይ መናሰይ ሥራሕ ዕድል ኣብ መፍጣር ዝዘረከብ እዩ። ብተወሰኺ እውን ሰባት ኣብ ምግልጋል ይርከብ።

ኖርዘር ስታር ኣብ ከባብ ዓሠር ኣብ ከባብ ዓዲ ሓውሲ ዝርከብ ቀበለይ ዓዲ ሓቂ እንዳተብሃለ ዝፍለጥ ዝርከብ ኮይኑ ብጽሬትን ጽፈትን ኣብ ቀዳማይ ዳርጃ ይሥራዕ ከምኡ ድማ ፍሉያት ዝኾኑ ኣገልግሎታት ኣብ ምሃብ ይርከብ ካብኣቶም ሓደ ዝኾነ እቲ ዓራቱ ምግቢ ከምኡ ድማ ናይ መዕረፊ ሳሎን እዩ።

ፋና ስራሕ ማሕበር ኣብ ከተማ መቐለ ይርከብ። ኣብ ከተማ መቐለ ዋላ ደኣ ይጣየሽ እምበር ኣብዙሕ ከባቢታት ታኣታትዩ ካብተን ከባቢታት ሓደ ዓድግራት ማይጨው ኣክሱም ሽረ ዓድግራት ከምኡ'ውን ኣብ ዝተፈላለይ ቁሸታትን ኣቱ ይርከብ።

ወሓት ሬሊስተት ኣብ ከተማ መቐለ ዝተጣየሽ እንትኸቡን ብዙኃት ቅርኑጻፋት ኣመኽፋት ይርከብ ቲናይ ከተማ ናብ ኸተማ መቓላ መበልካልኣይዙር ኣመሃብ ይርከብ ከምኡ ድማኒ ኣብ ከተማ ሽረ ንዓክልተው ዝተፈልለይ ቦታታት ኣጣይሹ ይርከብ።

ሕብረትስራሕ ማሕበር ፋና ኣብ ውሕድ ዝኾነ ዓመታት ብዙሕ ለውጢ ዘርአየት እንትኸውን ከም ድማኒ ኣብ ኲለን ክፍለ ከተማታት ከተማታት ቆሸታት እንዳተስፋሕፈሐት ትርከብ ኣብኲለን ቆሸታትን ወረዳታትን ኣትያ እያ።

ኣክሱም ሆቴል ታሪኻዉን ብታሪኻዊ ሹም ዝተሰየመ እንትኻውን ኣብ ኣክስም ሆቴል እንረኽቦም ኣገልግሎታት ፍሉይ ዝበልዩ ካብ ምግበኦም ካብ ዓራት መደቀስኢኦም ከምኡድማኒ ካብቲ ባሕሪ ዝመስል መሓመሲኦም ብርክት ዝበለ ነብረታት።

መቐለ ሆቴል ንቲሕት ዝኾነ ንድምፂ ዘይፈቱ ሰብ ከምድማኒ ርግዕ ዝበለ ቦታን ዘመርጽ ጸብ መቐረህሆቲ ኢል ምርጭኹም ይኹት ምኽንያቱ ኣብ መቐለ ሆቴል ፀጥ ዝበለ ዓራት ከሚ ድማኒ ፅፉፍ ዝኾነ ምግብታትን ፅቡቅ ዝኾነ መዕረፋ ኣጋይሽን ዘለዎ እዩ።

ዝኾነ ሥራሕ ማኅበር ኣብ ብቲ ሕፃውንትን ኣብ ዓ በይተ ኣርጋውያን እውይ ኣብ መሥራሕ ይርከብ ንስተፈላለዩ ሓገዛትን ከምኡ ድማኒ ብርክት ዝበለነ ወለድ ነጻ በምግባር ምሥራሕ ኣብ ማኽፋት እንዳኸፈትውን ይርከቡ። ከምኡ ድማኒ ንስተፈላለዩ ሰብ እድል ሥራሕ ይፈጥር።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

ንርዙርስተርፍ ሪት ዘብሎም ካብቶም ካልኦት ሆትላት ኣብ ዓመት ሓደ ጊዜ ናይ ኣሽንዳ ዘተብሃለ ኽብረዉዓል ኣብ ምኽባር ፍልየ ኣስተዋፅኦ ይገብር ከምኡእድማኒ ንስ ቢልፍጐሩ ኅዋትና ተፈነቐልቲ ኣብ ማሕጋዘይርከብ

።ኣብ ከተማታ ኽተማ መቓለ ብዙኃት ናመኪና ምሽጥ ቦታታት ኣለዉ ካዖቶም ሓደ ድማ ኑታ ምፈጥ መኪና እዩ እሱ ፍሊ ዘብሎ ነገር ጽሬቶም ዝኃለዉ ንብረታት ኣምሻጥ ይርከን ከምኡ ድማ ብዋይዲ ካልኦት ዝመሳሰሉ መኪናታት ኣምሻጥ ይርከብ።

ወሓስ ሪልስቴት ብተመጣጠን ዋጋ ዝቐርብ እንትኸውን ካብቶም ኣብ ትግራይ ንምክሀሎም ሪልስቴት እቲሓድ እዩ። ብሉፅ ብእምነት፣ ብቕልጣፈ፣ ሥራሓቱን ዝተፈለየዩ ኽብሎ ዝደሊ ኣብ ውሓስ እመኑ ወሓስ ንለውጢ ዝተልዓለ እንተኸውን ኣብ ውሓስ ተኣሚና ክንልወጥ ኢና።

ኣብ ኖርዘርን ስታር ኣቲና ብዛዕባ ድኅንነት ኣይንጹምናኡ ምኽንያቱ ንድኅንነትና ዝሕሉ ካሚራታት ዝተገጠመ ዎሚ ከምኡ ድማኒ ደብርና ኢልና ይውንወፅን ምኽንያቱ ዋይፋይ ዝተገጠሞ ልልእስራኤል ዋዕተይ ፍሪ ዋይፋይን ስለልተገጠመሉ እዩ።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

ከምኡድማኒ ኣብ መሕዝት ሕብረት ስራሕ ማሕበርእንቲኣት ፉሉይ ዝኾነ ናይወለድ ቀነስ ኣለ ኮሞ ድማኒ ንዝተፈላለየ ናይ ተጋድልቲ ማሕበረ ሰብና ነፃ ዝኾነ ናይወለድ ክሰርሑ ዕድል ባይታ ዘመቻቸወ እንተኸውን ኣብ ከምኡጽ በል ማሕበራትውን ብዝተፈላለየ ንብረታት ገልእን ሽጥካም።

ባንኪ ኣንበሳና ኣብ ፅረይትን ፅፈትን እሙን እዩ ከምኡ ድማኒ ንብርክት ዝበለ ስለሕ ዕድል ዝፈጥር እንተኸውን ከምኡ ድማ ኣብ ዕቋር ዝኣምን እዩ ባንኪኣንበሳ ንዝተፈላለየ ሰባት ሓገዝ ዝገብር እዩ ከምኡ ድማ ንሕፃውንቲ መልካም።

ኣብ ደስታ ሆቴል እንረኽቦም ምግብታት ፍልይ ዝኾኑ ብዝደለናዮም ናይ ባህሊን ቀረብን ብምጥያቕ ሓደ ዝኾነ ባህላዊ ምግቢ ትግራይ እንተልካ ከም ጥሕሎ ሕልበት ዝበሉ የቖርቡልኩም ከምኡ ድማኒ ካብ ካሊእ ዓዲ ናይ ጉራጌ ናይ ካሊእ ናይ ኢትዮጵያ ምሉእ ባህሊ ዘተኮረ እዩ።

ኣብ መጀመርታ ናብ ሆቴል ደስታ ኽትከይድ እንተለኻ ናይ ትግራይ ባንዴራ ጥራሕ ኣይኮኑን ዝረየካ ናይ ትግራይ ባንዴራ ናይ ኢትዮጵያ ባንዴራ ከምኡ ድማኒ ናይ ዝተፈላለ ዓለም ለኻዊ ባንዴራታት ተዘርጊሖም ይርከቡ ካብዚ ብምርኣይ ሕብረትን ቕኔትን የርኢ።

ሆቴል ኣኽስም ሆቴል ብጽሬትን ጽፈተን ፍሉጥ እዩ ኣብ ከተማ መቓላ ኣብ ከባብ ባሎኒ ዝበሃል ይርከብ ከባቢና ኣብ ከባቢ ከተማ መቐለ ኾይኑ ብሉጽን ጽፉፉን ዝወዳደሮ ደረጃ ዘይብሉ ሆቴል እዩ ምዕሩግ ብጥበቓ ጽሬየትን ፍሉይ እዩ።

እትሳሳይ ሬሊ ስተት ናዲ ኸዓ ስቄት ዝተት ይበሃል ንስድማ ይርከብከተማ መቕለ እንትኸውን ኣብ ኣካባ ብ ዓሠር ሸዉዓት እንዳ ተብሃለ ዝፍለጥ ዕደጋብዕራይ እንዳተብሃለ ዝፍለጥ እንትኸውን ብዙኃት ሰባት እንዳተኻፈልውን እንዳኣተብውን ይርከፍ ምስውን ኣብ ልዕ ለውጡ ይርከብ።

ኣብ ከተማና ከተማታት መቐለን ከምኡድማ ኣክልና ኽል ዝትግይ ዝተፈላለየ ባንከታት ኣሎ ካብኣቶም ሓደ ዝኾነ ባንኪ ኣምበሳ ዩ ባንከምበሳ ኣብ ፅርዓ ኣብ ፀዓርን ሥራኃን ዝኣምን እንትኸውን ኣብ መላእ እትግራይ ተስፋሕፊሑ ይርከብ።

ከምኡ ድማ ጽርይት ዝሓለዎ ምሓመሲ ቦታ ኣለዎ ጽርየቱ ዝኃለዎ ምሓመስ ቦታ ብዝደለኻዮ መጠን የቓርብን ይትሕትን ይጠልቕን እዩ ከምኡ ድማኒ ፍሊ ዝኾነን ኣይጋይሽ መዕረፊ ኣለዎ ከምኡ ዝተፈላለየ ቀረብ ኣለዎ።